እዚ ምስሊ ንሪኦ ዘለና ጅግና ተወዳደራይ ስፖርት ናይ ጉያ ነውሒ ርሕቀት ምሩፅ ይፍጠር ይበሃል። እዙይ ድማ ቡዙሕ ሜዳልያታት ዘምፀአ ኾይኑ ናይ ነዊሕ ርሕቀት ሓሙሽተ ሸሕ ፣ዓሰርተ ሸሕ ጎያዩ ዝኾነ ምሩፅ ይፍጠር ይበሃል።

እዚ ድማ ህዝቢ ትግራይ ዝጥቀሙሉ ናይ ንግዲ ስር ዓት ሕብረተሰብና ሸቀጣሸቀጥ ዝለዋወጥሉ ፣አስቤዛታት ዝለዋወጥሉ ፣ቅርሺ ዝለዋውጥሉ ሕብረተሰብና ንግዲ ልውውጥ ዘገብረሉ ከባቢ እዩ ።

እዚ ኣብ ምስሊ እንሪኦ ዘለና ድማኒ ኣብ ከተማ ኣኽሱም ኣብ ማእኸል ከተማ አኽሱም ዝርከብ ኾይኑ እዚ ድማ እንዳመሸጢ ናይ ኤልክትሮኒክሰስ ።፣ቴሌቭዥናትን ናይ ፍርጅን ፣ ኸምኡድማኒ ወንበራት ዝሽየጠሉ ኸባቢ ሳይክላት ዝሽየጣሉ ኸባቢ ኸም ምዃኑ ይፍለጥ።

እዚ ድማ መርዓትን መርዓዊን ኣክሊል እንዳገበሩ ከም ዝኮኑ ብሃይማነቶም ይምርዓዉ ከም ዘለዉ ስግኡን ደሙን መርዓ ዝከየድ ከም ዝኮነ ኣዑሩኽትን መርዒን።

እዚ ኣብ ምስሊ እንሪኦ ዘለና ናይ ኣክሱም ፅዮን ቤተክርስትያን ርእሲ ኣድባራት ወገዳማት ፅዮን ቤተክርስትያን ከም ዝኮነን እዚ ድማ ናይ ጥንታዊ ናይ ከተማ ኣክሱም መግለፂ ቤተክርስትያንናን ናይ እሜታችን በረከት እንካፈለሉን ቤተክርስትያን እዩ፡፡

እዚ ምስሊ ንሪኦ ዘለና አሕዋትና ተጋሩ ናይ ገባራት ኮይነን እዚ ፎቶ እዚ ክልዓላ እንከለዋ ሕጉሳት ኮይነን ኣብ ግብርና ከምዝነበረ ድማኒ ኣብ ፃሀያይን ኣብ ኮስኳስን ከም ዝነበራ እዚ ምስሊ እዚ ይሕብር፡፡

እዚ ኣብ ምስሊ እንሪኦ ዘለና ዓይኒ ዓተር ይባሃል፡፡ መብዛሕትኡ ግዜ ንሽሮ እንጥቀመሉ እዩ፡፡ እዚ ድማ ዓይኒ ዓተር እዩ፡፡ ኣብ ዝሸወተ ዓይኒ ዓተር ከም ዝኮነ ድማ ይፍለጥ ዳርጋ ኣዝሚሩ ከም ዝኮነ ድማ እቲ ምስሊ ይሕብረና፡፡

እዛ ምስሊ ንሪኦ ዘለና ናይ ደቂ ኣንስትዮ መመላኽዒ ዝጥቀማሉ መብዛሕቲኡ ሜክኣፕ ማለት ዩ ፅባቀ ኾይኑ ከም ጨና ላፕስቲክን ናይ ፅፍሪ ቀለማትን ናይ ገፅ ቀለማትን ዝጥቀማሉ ።

እዚ እንሪኦ ዘለና ሙዝየም ናይ ከተማ ኣክሱም ከም ዝኮነ ናይ ቅዱስ ያሬድ ከም ዝኮነ ደራስን ዘያምን ጥበበኛን ቅዱስ ያሬድ ከም ዝኮነ ድማነየአ የምልክት እዚ ድማ ናይ ቅዱስ ያሬድ ምስሊ እዩ፡፡

እዚ ኣብ ምስሊ ንሪኦ ዘለና ኣብ ከባቢ ሪፈራል ሆስፒታል ዝርከብ ኮይኑ ብምትሕብባር ናይ ከተማ ኣክሱም ኮቢድ መሐብሐቢ ተባሂሉ ተሰርሐ ከምዝነበረ ድማኒ እንፈልጦ ኮይኑ ሕዚ ዲምኒ ካብ ኣገልግሎት ወፃኢ ከም ዘሎ ይፍለጥ።

እዚ ኣብ ከተማ ኣብ ከባቢ ኣክሱም ዝርከብ ኮይኑ መሸጢ ናይ ኢደ ጥበባትን ብኢድ ዝስርሑን ጥበብ ናይ ኣክሱም ዘፋልጥ ኮይኑ መብዛሕትኡ ግዜ ንቱሪስትታት ዝሽየጠሎም ከባቢ ከም ዝኮነ ድማ ይፍለጥ፡፡ ካብ ኢድ ዝተሰርሑ ከም ዝኮነ ድማ ንፈልጦ እዩ፡፡

እዝ ኣምስለን ርዝና ብስልያ ባዝሊን ኮይኑን ናይውርቂ መካልኸልን ኽምታት ዝመን ኣብናን ለይዂይኾይኑ ብደርዝናት ከም ተቕመጥን ኣብነይዱንኳን መኻዙን ኸም ተቕመጥን ምማይ ዋጕኡኡን ከም ተለጠፈሉ የኅብርልና ማለቲ ክኣ ደረጀታትዉን ሕይወይ ዕንቋይን ቀይ ብስልያ ባዝሊ።

እዚ ምስሊ ንሪኦ ዘለና ብመስመር ከም ዝተዘርአ፣ ፅቡቅ ፍረ ንክረክብ ብመስመር ከም ዝተዘርአ ዘመናዊ ሕርሻ ከምዝኾነን ኩሉ ሕብረተሰብና ክጥቀመሉ ከምዘለዎ ድማ ይሕብረልና:: እዚ ምስሊ ድማ ብ መስመር ከም ዝተዘርአን ዘመናዊ ዓይነት ኣዘራርኣ ከም ዝኾነን ፅቡቅ ፍርያት ንኽረክቡ ድማ ከምዝዘርእዎ ከም ዝተዘርአ።

እዚ ኣብ ምስሊ ንሪኦ ዘለና ህፃን ቆልዓ ናይ ባህሊ ትግራይን ጥበብ ትግራይን ዘፋልጥ ኮይኑ ናይ ክዳን ሓበሻ ከምዝገበረን ናይ ፃዕዳ ክዳን ከምዝገበረን ድማኒ የመልክትና።

እዚ ድማ ጅግና ተጋዳላይ ስብሓት ነጋ ዝባሃል ኮይኑ ናይ ቀደም ኣቦወንበር ወይ መስራታይ ካብእቶም መስረቲ ህወሓት ከም ዝኮነ ድማ ይፍለጥ፡፡ እዚ ድማ ህዝቢ ትግራይ ክምስርቶ ካብ ዝገበረ ተጋዳላይ ከም ዝኮነ እንፈልጦ ኣቦይ ስብሓት ነጋ ይባሃል፡፡ ካብ መስረቲ ቃልሲ ንህዝቢ ትግራይ ደማ ሓደ እዩ፡፡

እዚ ኣብ ምስሊ እንሪኦ ዘለና ጥቁርበርበረ ይባሃል፡፡ እዚ ድማ ንፅላላትን ንካልእ ድማ ዝውዕል ኮይኑ እዚ ድማ ጥቁርበርበረ ከም ዝኮነ እዚ ምስሊ እዚ ይሕብረና። ጥቁር በርበረ።

እዛ ምስሊ ንሪኣ ዘለና ሰላም ባስ ትብሃል። ናይ ነዊሕ ርሕቀት ናይ ጉዕዞ ከም ዝኾነትን ድማኒ እትፍለጥ ኮይና ሰላም ባስ ካብ ኣኽሱም ናብ ኣዲስ ኣበባ ዝሮዝሮ ናይ ነዊሕ ርሕቀት መገሻ ከምዝኾነ ትስምዐኒ ትፍለጥ።

እዚ ኣብ ምስሊ ንሪኦ ዘለና ናይ መፋለጢ ፖስተር ብዩኒሴፍን ብገበርቲ ሰናይን ዝተዳለወ ኮይኑ ናይ እንኳዕ ደስ በለኩም ዝብል ኮይኑ ድማኒ ኣብ ወረዳ ክልተ ኣዉላዕሎን ጣብያ ኢፎርን ፍሉይ ቦታ ማይ ዓይንን ካብ ሓደ ነፃ ዝኾነ ከባቢ ዘመልክት ብገበርቲ ሰናይ ከም ዝተመርሐ ይሕብር።

እዚ ኣብ ምስሊ ንሪኦ ዘለና ሻሂን ዳቦን መዓርን ኮይኑ ንቁርሲ ከም ዝተዳለወ ድማኒ ይፍለጥ ትሻሂ ብ ዳቦ ኣብዝሓ ኣብ ቁርሲ እንጥቀመሉ ከም ዝኮነ ድማኒ እንፈልጦ እዩ::

እዚ ኣብ ምስሊ እንሪኦ ዘለና ማይ ሃላንዲ ማይ መትሐዚ ዕሹግ ማይ መሸጢ ማይ ከም ዝኮነን ዝሮዝሮ ብሓፂሩ ማይ መሸጢ ከም ዝኮነን ፁሩይ ማይ ናይ ተፈጥሮ ኣሺግካ ዝሽየጠሉ ከም ዝኮነን ድማ ይፍለጥ፡፡

እዚ ድማኒ ህፃውንቲ ቆልዑ አብ ውሽጢ ክላስ ትምህርቲ ክመሃሩ እንከለው ዘመልክት ስእሊ እዩ። መምህሮም ድማ እንዳተቆፃፀሩን እንዳተከታተሉን እንዳተመሃሩ እውን ብአግባቡ ትምህርቶም ክኸታተሉ እናሃልውን ዘርኢ ምስሊ ከምዝኾነ ድማ የርእየና እዚ ምስሊ እዙይ።

እዚ እንሪኦ ዘለና ማይ ተፈናቀልቲ አሕዋትና ማይ ከውሕጀሎም ከሎ አብዚ ናይዚ ዝዓቆብሉ መዕቆቢኦም ማይ ውሕጅ ክረምቲ ከም ዘሸገሮም እዚ ምስሊ ድማኒ ይሕብረልና ። እዚ ድማ ዝምልከቶ አካል ክፈትሖ ከም ዘለዎ ድማኒ በዚ አጋጣም እዚ ክንገልፅ ንፈቱ።

እዛ መስቀል እዚ መግለፂ ናይ ህዝቢ ትግራይ ኸም ዝኾነ መብዛሕቲኡ ግዜ ናይ ቀደም ወለድና ዝጥቀምሉ ዝነበሩ ኣብ ግንባረን ንመርዓ ዝጥቀማሉ ዝነበራ ሐዚ ድማ ኣብ እዋን ኣሸንዳን ኣብ ኻልኦትን መግለፂ መንነት ህዝቢ ትግራይ እዩ።

እዚ ኣብ ከተማ ኣኽሱም ከባቢ ኣኽሱም ዝርከብ ኮይኑ ናይ ዳሉል ወርቂ ቤትን ዱኳናትን ሞተር ዝሓዘት ፅርግያን ድማኒ በዚ ዓብይ ፅርግያ የመልክትና፣ እዚ ከባቢ ድማ ኣብ ከተማ ኣኽሱም ከም ዝኮነ ይፍለጥ::

እዚ እንሪኦ ዘለና ናይ ቀደም ጫማ ሳእኒ እናተባሃለ ዝፅዋዕ ኮይኑ፣ መብዛሕትኡ ግዜ ቀደም ጨማ ዝጥቀምሉ ዝነበሩ እና ጠንካራ ጫማ ንሓሙሽተ ዓመት ንሽድሽተ ዓመት ዝቅመጥ ጫማ ከም ዝነበረን ቀልጢፉ ከም ዘይውዳእን ካብ ናይ መኪና ጎማ ዝስራሕ ኮይኑ ሽራኽ እናተባሃለ ዝፅዋዕ እዩ፡፡

እዚ ኣብ ምስሊ እንሪኦ ዘለና ኣብ እንዳ ጥንታዊ ፅዮን ቤተ ኽርስትያን ኣብ ከተማ ኣክሱም ዝርከብ ኮይኑ ኣብ ውሽጢ እንዳ ፅዮን ቤተኽርስትያን ዝርከብ እዩ። እዚ ድማኒ መብዛሕትኦም ወለድና ንሕቁኦም ዝድረዝሉ ጥንታዊ ቦታ ናይ ፀበል ቦታ ከምዝኾነ ድማኒ

እዚን ኣብ ምስሊ ንሪአን ዘለና ወለድታትናን ኣሕዋትናን ናይ መብዛሕቲኡ ግዜ አብ አክሱም ዝፍለጥ ሕልበት እናተባህለ ዝፀዋዕ ካብ ዓይኒ ዓተርን ዓተር ባሕርን ዝስራሕ ዝዳለው ኮይኑ እዚ ድማኒ አብ በዓል ሕዳር ፅዬን ኣብዝሓ ኣብ ምግቢ ዝውዕል ኮይኑ ባህላዊ ምግቢ ናይ ከተማ አክስም ዝፍለጥ እዩ ሕልበት ድማኒ ይበሃል።

እዚ ንሪኦ ዘለና ድማ ሓደ ጅግና ተጋዳላይ ወደ ትግራይ ናይ ረመፅ ዝብል ኣብ ናይ በቕሊ ስእሊን ናይ ትግራይን ረመፅ ዝብል ገይሩ ንባዕሉ ድማ ባንዴራ ትግራይ ከምዝሓዘን ፍቕሪ ናይ ዓዱ ከምዘለዎን ድማ ይሕብረልና፡፡

እዚ ኣብ ምስሊ እንርእዮም ዘለና ኣብዑር ድማኒ ኣብ ፅርግያ እንደከዱን እንዳፈኮሩን ከም ዝኮነ ድማኒ እንዳሸለጉ ከም ዝኮኑ ድማኒ ይሕብር። እዚ ድማኒ ኣብ ዓብይ ፅርግያ ከም ዝኮነ ብኣንፃሩ ድማኒ እዚ በዓል ዋና እውን ካብዚ ፅርግያ ከልግሶም ከምዘለዎ በዚ ኣጋጣሚ እዚ ክገልፀሉ ይደሊ።

እዚ ምስሊ ድማኒ ሽጉርቲ በብዝሓ ተኻዚኑ ከምዘለዎ ድማኒ የመልክት፡፡ እዚ ሽጉርቲ ቀይሕ ከምዝኾነን ኣብ ብዙሕ መዳበርያ ተዓሺጉን ከምዘሎን ንሕብረተሰብና ፅቡቕ ከምዝኾነ ድማኒ የመልክት፡፡

እዛ ምስሊ ናይ ዓባይ ወላዲት ናይ ኣቋንና ትግራይ ከም ዝተቖነና ናይ ትግራይ ቁኖ ከም ዝኾነ እዚ ምስሊ ድማኒ የመልክተና። ኣዶ ትግራይ ከም ዝኮነት እውን ይሕብረና፡፡

እዚ አብ ማእከል ከተማ አክሱም ዝርከብ ኮይኑ እንዳ ስራሕቲ ወርቅን ቡርርን እንዳ ሻሽይን ከምኡ ደማ ሆቴል ዋልያን ከምኡ ደማ ዝተፈላለዩ ክዳውንቲ ናይ ቦንዳ ክዳውንቲ ዝሽየጠሉ ከባኪ አብ ፊት ፎቶ ናሽናል ዝርከብ ከም ዝኾነ ይሕብር፡፡

እዚ ምስሊ ንርኦ ዘለና መስቀል ከም ዝኮነ ኣብ ዕዳጋ በዝሕ ንክሽየጥ ክምተዳለወ ድማ ይሕብር መስቀል ሃይልነ መስቀል ፅንህነ መስቀል ቤዛነ መስቀል መዳሃኒት ነፍስን በዚ ኣጋጣሚ መስቀል ክገልፅ ይፈቱ።

እዚ ምስል እዚ ሓወልቲ ኣክሱም ብድማኔ ጥበብን ቅርስን ናይ ኣክሱም ይግለፅ። ኣክሱም ናይ ጥበብ ወለድና ከም ዝኾነት ይሕብር። ጥንታዊ ስልጣነ ዝትመስረተትሉ መወቀል ጥንታዊ ስልጣን ዝኮነትን ዝፍለጥ ኣክሱም እዚ ካብ ሓደ ምስክር ከም ዝኮነ ድማኔ ይፍለጥ።

አብ ከተማ አኽሱም ዝርከብ ናይ ሙዝየም አብ ዳዕሮ ፒያሳ ዝርከብ ኮይኑ፣ እዚ ምስሊ ንሪአ ዘለና ድማ ሓደ ቅዱስ ዝኾነ ቅዱስ ያሬድ ናይ ደራስን ከምዝኮነ ንፈልጦ እዩ።

እዚ ናይ ኣክሱም ዩኒቨርስቲ በሪ መእተዊ ኮይኑ ተማሃሮ ሰራሕተኛታትን በዚ በሪ ክኣትዉ ከለዉ ዘብዓኛታትን ዘመልክተና ኮይኑ ሻንጣ ዝሓዘ ንደገ ዝወፅእ ኣብ ፌስታል ክወፅኡን ብሓፂር እዚ ምስሊ እዚ ናይ ኣክሱም ዩኒቨርስቲ በሪ ከምዝኮነ የርኢ ማለት እዩ።

እዚ ምስሊ እንርኦ ዘለና ናይ ሓደ ሓወልቲ ሰማእታት እናተባህለ ዝፍለጥ ኮይኑ አብ መቀለ ኮይኑ እዚ ድማሓወልቲ ሰማእታትና ንክንዝክር ምእንተ ህዝቢ ትግራይ ዝከፈልው ዋጋ ንምዝካር ኢሉ ከም ዝተዳልወ ድማእኒ ይፍለጥ፡፡ እዚ ድማኒ ብህዝቢ ትግራይ ድማኒ ዓብይ ክብሪ ከም ዘለዎ ድማኒ ይፍለጥ።

እዚ ዜና እዚ ብድምፂ ወያነ ዝተሰረሓ ኮይኑ ኣብ ፕሬምሊግ ኢትዮጵያ እትሳተፍ ዘላ መቐለ ሰብዓ እንደርታ ምስ ከተማ አዳማ እትገብሮ ግጥም ኮይኑ፣ እዚ ድማ ፅቡቅ ሓጎስ እዩ።

እዚ ኣብ ምስሊ ንሪኦ ዘለና ወይኒ ተኽሊ ዝበሃል ኮይኑ ጣዕሙ ጽቡቕ ኮይኑ ንመስተ ከምኡታት እዉን ዘገልግል እዩ። ብተወሳኺ ድማ ንጽላል እዉን ይጠቕመና። ኣብ ገዛና ጥዑም ጣዕሚ ዘለዎ ተኽሊ ፍረ እዩ።

እዚ ኣብ ምስሊ እንሪኦም ዘለና ዲያቆናትን ኣቅሽታትን መርጌታትን ናይ ኣክሱም ፅዮም ማርያም ቤተኽርስትያን ርእሰ ኣድባራት ወገዳማት ቤተክርስትያን መገልገልቲ ከም ዝኾኑን ቃለ እዝጋቢሄር የብፅሑ ከም ዘለዉን የመልክት፡፡